እዚ ህፃን ዝርከበሉ ቦታ ኣብ እንዳ ቀምቃሚ ገዛ እንትከውን እቲ ተቀምቂምዎ ዝነሄ ቅዲ ኣቀማቅማ ፀጉሪ ድማ መብዛሕትኡ ግዜ ኣብ ትግራይ ዝርከቡ ህፃውንቲ ኮይኑ ኣባፅሕ ዝቅምቀምዎ ዓይነት አቀማቅመኦም እዩ፡፡ እንተኮነ ግና ንባህልና ዝውክል ኣይኮነን፡፡

ኣብዚ ምስሊ ክልተ መካይን ንርኢ፡፡ እዘን መካይን እውን ናይ ዓለም ለኸ ናይ እክሊ ወይ ደሞ ዝራእቲ መድሓኒት ዘጋዓዕዛ ወይ እውን ዝህባ ኣገልግሎት ዝህባ እየን፡፡

እዚ ቦታ ገዳም እንትከውን እቲ እንሪኦ ዘለና ከዓ ከውሒ ዝተፈልፈለ እዩ፡፡ እቲ ከውሒ እውን ብሰብ ኢድ ዝተፈልፈለ እዩ፡፡

ኣብዚ ምስሊ እንሪኦ ወይድማ እንዕዘቦ ክልተ ኣጣል ኣለዋ፡፡ እዘን ክልተ ኣጣል ኣብ ናይ መኪና ፅርግያ እንትጓዓዛ ንሪኢ፡፡

ኣብዚ ምስሊ እንርኦ ወዲ መኮነን እዝራ ይባሃል፡፡ እዚ ደራፊ እዚ ካዓ ስለ ናይ ሑመራ ዛንታ፣ ስለ ናይ ሑመራ ታሪክ ብጠቕላላ ዝደረፈ ደራፋይ እዩ፡፡

እዚ እንሪኦ ከም መጋየፂ ተገሊፁ ዝኒአ መብዛሕቲኡ ግዘ ናይ ኦርተዶክስ ተዋህዶ እምነት ሰዓብቲ ዝኮኑ ከም መግለፂ እምነቶም ዝጥቀምሉ ኣብ ክሳዶም ዝኣስርዎ እዩ።

እዚ ምስሊ ዝገልፀልና ናይ ቀደም አቦታትና ዝሰርሕዎ ዝነበሩ ዓይነት አሰራርሓ ስነ ህንፃ እንትኸዉን እዚ ቤተመንግስቲ ድማ ናይ ቀደም ንግስቲ ዝነበረት ንግስተሳባ ቤተመንግስቲ ዝገልፅ እዩ።